እዞም ኣሕምልቲ እዚኦም ነጥዕናና ብጣዕሚ ጠቀምቲ ሕማም ተከላከልቲ እንትኮኑ ከምኒ ስላጣን ቆስጣን ክንገልፅ ንኽእል።

ኣብ ኢትዮጵያ ዝተፋላለዩ ብጣዕሚ ኣደነቕቲ ዝኮኑ ቦታታት አንትህልዉ ካብዚኣቶም ከዓ ከምኒ ቁዱስ ላሊበላ ቤተ ክርስትያን ደብረ ዳሞ ቤተ ክርስትያን ሓወልትታት ኣለዉ።

ሙዚቃ ሓንጎልና ንምሕዳስ ከሙኡ አዉን ካብ ዝተፈላለዩ ድብርት ንምዝንጋዕ አንጥቀመሉ ዓይነት ጨወታ አዩ።

መሕበራዊ መራኸቢ ኢልና ንፅውዖም ቡዙሓት እንትኾኑ ካብዚኣቶሞ ኸዓ ብፅሑፍ ዘመሓላልፉ ፣ ብድምፂ ዘመሓላልፉ ፣ ኸምኡውን ብምስሊ ዝተሓገዘ እዩ።

ዝተፈላለዩ ዓይነታት ተሽከረከርቲ ስራሕና ንምቅላል እና ኣቁሕና ካብ ቦታ ናብ ቦታ ብፍጥነትን ብቅልጣፈን ዘዛዋውራልና ወይ ከዓ ዘብፃሕልና እየን፡፡

በተለይ በተለይ ኣብ ገጠራማ ከባቢ ዝተፈላለዩ ምህርትታት ንምምዕባል ዝግበር ሕርሻ በኣውዕር ዝካየድ እዩ፡፡

እዚ ናይ ንግዲ ቦታ እንትኾን እንተሎ ዝጠቁሙና ነገራት እንገዝኣሉን ኸምኡውን እንሸጠሉን እታወትና እንረኽበሉን እዩ።

ካብ ናይ ገዛ እንሳስት ሓንቲ ድሙ እንትኸዉን እዚአ ከዓ ካብ ዝተፈላለዩ ሓደጋታት ዘብፅሑ እክሊ ዘባሳብሱን ኣንጨዋ ትከላከለልና።

ካራ ካብ ኣቁሑ ገዛ ሓደ ኾይኑ ንዝተፈላለዩ ስጋታት ንምሕራድን ንምኽታፍን ከሙኡ እውን ኮሚደረን ሸጉርቲን ንምኽታፍ ይጠቅም።

እዚኣቶም ስራሕና ንምስላጥን ንምፍጣንን እንጥቀመሎም መሳርሒታት እዬም። ኣብ ናይ ሕርሻ ኸምኒ መጋፍያ ፣ ባዴላ ኽኾኑ ይኽእሉ።

እዚ ንእግርና ብጣዕሚ ምችውን ጠቓምን እንትኸውን እንተሎ ብተለምዶ ከስክስ ኢልና ንፅውዖ ካብ ቆርበት ዝተሰርሐ ጫማ እዩ።

ጥበብን ባህልን ናይ ሓደ ሕብረተሰብ ዘለዎ ክእለት ዘርእየና እንትኸውን ኣብ ዝተፈላለዩ ቦታታት ዝተፈላለዩ መጋየፅታት ከምኒ ወርቁ ንክሳድ ንገንበር ዝሰርሕዎም እዮመ።

እዚ ብዘመናዊ መልክዕ ዝመፀ ቅዲ ኽዳን እንትኸውን ኣብቲ ግዜ ተቀባልነትን ብጣዕሚ ሰሓባይን ብዝኾነ መልክዕ ዝግበር እዪ።